ምግቢ ካብቲ ንወድሰብ ጠቃሚ ዝብሃል ሓደ እዩ። ምኽንያቱ ምግቢ ተዘይበሊእና ክንነብር ኣይንኽእልን። ናብ ዝተፈላለዩ ሕማማትን እውን ክንበፅሕ ንኽእል ኢና። ብሰንኪ ምግቢ...